እዚ ናይ ገጠር ገዛ እዩ መብዛሕትኡ ግዜ ኣብ ገጠር እዩ ቀሺ እኒሀው ኣብቲ ከባቢ ከዓ ብዙሓት ብኢደ ጥበታት ዝተሰርሑ ናይ ስፈታት እኒሀው ብኢድ ዝተሰርሑ ስፈታት ብዙሕ መልክዕ ዘለዎም ዳዊት እኒሀ ናይ ቀሺ ብዙሕ ነገራት እኒሀው፡፡

እዚ ዝተፈላለዩ ዓይነት ሻምቦታት ኢና ንሪኢ ዘለና፡፡ ሻምቦታት ኢና ንርኢ ዘለና ሻምቦታት እዚ ካዓ እንዳ መመላኪዒ መሸጢ ማለት እዩ፡፡

እዚ ሓጃ እናተብሃለ ዝፍለጥ ዓይነት ምግቢ እዩ። ሓጃ እናተብሃለ ዝፍለጥ ምግቢ እዩ። ሓደ ሰብ እናበልዐ ኸዓ እንሪኦ ኣለና። ጨው ኸዓ ኣብ ጎኑ እንሆ ይርከብ ጨሸሙ ሓጃ እዩ ዝበሃል እዚ ምግቢ እዙይ።

እዚ ቤተ ክርስትያን እዩ ሕድሳት ይግበረሉ ኣሎ፣ መንደቁ ብስሚንቶን መንደቅን እዩ ሕድሳት ይግበረሉ ዘሎ